አብ ትግራይ ትምህርቲ ቤታት በኸምዚ መል ክዕ ዝተሰርሑ ዝርከቡ እንትኮኑ ህዝቢ ተምሃሮ ካብ ት/ቲ ከይተኣጋጎሉ ከይቀርዩ ብምባል አማራፂ ሲኢኑ ብቆርቆሮ መምሀሪ ክፍሊ ይሰርሕ።

ኣብ ከምእዚ ዓይነት ትሑት መነባብሮ ዝነብሩ ኣባላት ማሕበረሰብና ብዝተካኣላና መጠን ዓቅምና ብዝፈቀዶ መጠን ክንሕግዞምን መንግስቲ እውን ትኩረት ክህቦም ይግባእ፡፡ እዚ እንተዘይ ኮይኑ ንሕናክ ንዓቢ ሃገርና እውን ናብ ዝላዓለ ደረጃ ክትበፅሕ ከቢድ እዩ፡፡

ኣብ ሓደ ዓብዪ ኸተማ ክህልዉ ካብ ዝግብኦም ናይ መሰረታዊ ግልጋሎት ስራሕቲ ሓደ መዕርፎ ነፈርቲ ምህላው እዩ፡፡ መዕርፎ ነፈርቲ ምህላው ገያሹ ንስራሕ ይኹን ንኻልእ ኣብ ዝመፁሉ ግዜ ንዘይተደለየ ናይ ምጉዕዓዝ ምንግልታዕ ንኸይበፅሖም ይጠቅም፡፡

ዝተበላሸዋ ካብ ኣገልግሎት ወፃኢ ዝኮናን ፉሩጃትን ካሎኦት ዓበይቲን ናይ ኤሌክትሮኒክስ ኣቅሕት ዝፅገናሉ ቦታ እንትኮን ግን ነዘን ኤሌክትሮኒክስ ኣቅሕት ንምዓረይን ዝወፅእ ዋጋ ሓድሽ ካብ ምግዛእ ዝናኣኣስ ኣይኮነን።

ኣብ ኸባቢ ቀፅርታት ቤተክርስትያን ከሞዚኦም ዝአመሰሉ ዝተፈላለዩ ሙዳይ ምፅዋት ዝሽየጠሎም ቦታታትን ድንኳናትን ኣለው። እዞም ድንካናት እዚኦም ዝተፈላላአዩ ንኣገልግሎት ቤተ ክርስቲያን ዝውዕሉ ሙዳይ ምፅዋት ዝሕዙ እንትኮኑ ኣመንቲ ገዚኦም ነዐኦም ብመልክዕ ውህብቶ የበርክትዎም።

አብ ዝተፈላለዩ ከተማታት ዝተፈላለዩ ዓይነታት ቤት ፅሟቃት ነስተውዕል እዞም ቤት ፅሟቃት ዝተፈላለዩ ፍራፍረ ከምኒ ባናና፣ ማንጎ ፣አቨካዶ ካልኦት ዝአመሰሉ ፍራምረታትን ናብ ፈሳሲ ብምቅያር ንተገልገልቲ የቅርቡ ።

ወይን ጋዜጣ ካብ ቀደማ አትሒዙ ዝነበረ ብመልክዕ ፅሑፍ ኣብ ካዜጣ ዝተፈላለዩ ሓበሬታት ብምፅሓፍ ንማሕበረሰብ ዘካፍል ዝነበረ እንትኮን ብተወሳኪ ኣብዚ ሕዚ ሰዓት ብዩቱብን ብዝተፈላለዩ ጠቀምትን ወሰንትን ሓበሬታት ከምኡ እውን ዜናታትን ዘሕልፍ ሚድያ እዩ፡፡

እዞሞ አብ ምስሊ እንሪኦሞ ዘለና ቱሱኣቱ ቅዱሳን ይበሃሉ። እዞም ቅዱሳን እዚኦም ካብ ዝተፈላለዩ ሃገራት ኣውሮፓ ተዋጻጺኦም ብቅዱስ መንፈስ ተመሪሖም ንኣገልግሎት ናብ ሃገርና ዝመጹ ኾይኖም ኣብ ኣክሱም ፍሉይ ቦታ ቤተ ቀጠንት ኣብ ዝበሃል ቦታ ይነብሩን ነይሮሞ።

እዚ አብ ምሰሊ እነሪኦ ዘለና ባንዴራ ማለት እውን ብጎኒ እቲ መግለፂ ዝህብ ዘሎ ሰብአይ ዝርከብ አብ ፃዕዳ ባንዴራ ዝሰፈረ አርማ ናይ ዳሽን ባንኪ እንትትኸውን፤ እዚ ባንኪ እዚ ከዓ ናይ ግሊ ባንኪ ካብ ዝበሃሉ አብ ኢትዮጵያ ዝርከቡ ዓበይቲ ባንኪታት ሓደ እዩ፡፡

ማንም ሰብ ዕድሚኡ ልዕሊ 18 ዝኮነ ዘግነት እቲ ዓዲ ዘለዎ ፆትኡን ስርሑን ብዘየግድሰ ዝኣመነሉ መራሒን ኣብፅቡቅ ደረጃ ነዚ ዓዲ ከብፅሓ እያ ኢሉ ዝሓሰቦ ሰብ ናይ ምምራፅ ዲሞክራሲያዊ መሰል ኣለዎ፡፡

እዘን ዓበይቲ ናይ ህንፃ ተሽከርከርቲ ብተለምዶ ግሪደል እናበልና እንፈልጠን ዓይነታት ተሽከርከርቲ ዝተፈላለዩ ብሓይሊ ሰብ ክስርሑ ዘይክእሉ ዓብይ ጉልበት ዝሓቱን ስራሕቲ ህንፃን ኮንትራክሽንን በዘን ማሽናት ተጠቂምና ብቀሊሉ ንሰርሖም፡፡

ናፅነት ትግራይ ኣብ ክልል ትግራይ ኢትዮጲያ ንናፅነት እቲ ክልል ዝጣበቅ ፖለቲካዊ ዉድብ እዩ። ኣብ 2020 ኣቆፃፅራ ፈረንጂ እዉን ተመስሪቱ። እቲ ውድብ ኣብ ክልላዊ መረፃ 2020 ዝተሳተፈ እንትከዉን ኣብ ኪናት ትግራይ እውን ግደ መንግስቲ ክነቅፍ ፀኒሑ እዩ።

ፊኒክስ ኮርነር ኣብ ከተማ ኣክሱም ዝርከብ ፍሉጥ በርገርን ፒዘራን ዘዳሉ ገዛ እትኮን ቡዙሓት ተጠቀምቲ ብዘቅርቦ ምግብታት ሕጉሳት ብምኳኖም ቡዙሓት ደንበኛታት ኣብ ሓፅር እዋን ከፍሪ ኪአሉ እዩ፡፡

ሰላይት ኣብ መቀለ ብ1998 ክሳብ 2000 ዓ/ም ኣብ ዝነበረ ሰፊሕ ጦርነት ኤርትራን ኢትዮጵያን ኣብ ሓቀኛ ታሪክ ተመርኩሳ እተዘንቱ መጽሕእፍ ኮይና ብኢንጅነር ፀጋይ ተኽለሚካኤል ትጻሒፋ ነሓሰ 2009 ዓ/ም ፈረንጂ ተሕእቲማ ።

ኣብ ትግራይ ብዙሕ ዘመን ዘቑፀሩ ቅርስታት ንኣብነት ከም ብዝተፈላለዩ ዓይነታት ቅርፅታትን መልክዓትን ዝተሰርሑ መሳቕል ይርከቡ። እዝኦም ብደንቢ ታዓቂቦም ብዙሓት ሃወፅቲ ክርእይዮምን ታሪክናን ባህልናን ክነፍልጦም ይግባእ።

አብ ከባቢና ዝርከቡ ዝተፈላለዩ ተፈጥሮ ዝዓደለና ብዝሃ ሂወትን ተኽልታትን ብዝተፈላለዪ መንገዲ አብ ዝተፈላለዩ ሰዓታት ካብ ዝመፁና ተፈጥሮአዊ ን ሰብ ሰራሕን ሓደጋታት ብምክልኻል ዝተፈላለዪ ናይ ልምዓት ስራሕቲ ክንሰርሕ ይግባእ።

አብ ኢትዮጲያ ዝርከቡ ናይ ሃይማኖት እምነት ክርስትና እመንቲ ዝኮኑ ተኸተልቲ ናብ ቤት እምነቶም ወይ ከዓ ናብ ቤት ክርስትያና አብ ዝኸዱሉ ግዜ ደቂ አነስትዮ ተኮይነን ፃዕዳ ብፃዕዳ ዝኾነ ነፃላን ቀሚስን ደቂ ተባዕትዮ ኸዓ ኩቶኦም ጋቢኦምን ብምድራብ ናብ ቤት ክርስትያን ይኸዱ፡፡

ፋብሪካ ስሚንቶ መሰቦ ኣብ ኢትዮጵያ ትግራይ መቐለ ዝርከብ ፋብሪካ ስሚንቶ እዩ። ኣብቲ ዞባ ርኡይ ኢንዳስትሪያላዊ ትካል ኮይኑ ኣብ ህንፀትን ልምዓትን ትሕተ ቅርፂ ኢትዮጵያን ኣበርክቶ ዝገብር እዩ። እቲ ፋብሪካ ዝተፈላለዩ ድሌታት ህንፃ ንምምላእ ዝተፈላለዩ ዓይነታት ስሚንቶ ብምፍራይ ይፍለጥ።

ፅምው ዝበለ ናይ ከተማ ምርኢት ኮይኑ ዘመን ካፌን ካልኦት ቤት ምግብታትን ብጥቂኡ ይርከቡ፡፡ ከምኡ እውን ንደንበኛታት መስተኣናገዲ ዝኾን መቀመጥታትን ወንበራትን ከምኡ እውን ፅላላትን ይርከቡ፡፡

ክትፎ ብዝተቆረፀ ጥረ ስጋ ከብቲ ዝስራሕ ባህላዊ ምግቢ ኢትዮጵያ ኮይኑ አብ ቀመማትን ዝተነፀረ ጠስሚን ዝተጠበሰ እዩ። መብዛሕታኡ ግዜ ምስ እንጀራ ሰፍነግ ዝመስል ቅጫን ሓደሓደ ግዜ ድማ ምስ በርበረ ወይ ምስ ዝተጠበሰ ናይ ባናና ቆፅሊ ይቀርብ። ክትፎ ብፍላይ ድማ ንባዕል ዝክውን ፍሉጥ ምግቢ እዩ።

ተጋዳላይ ጆን መዲድ ብፍላይ ኣብ እዋን ኩናት ትግራይ መሰል ተጋሩ ብግልፂ ብምጉስጓስ ዝፍለጥ ትግራዋይን ጅግና ኣመራርሓ ሰራዊት ትግራይን እዩ፡፡ ኣብቲ ግጭት መንግስቲ ኢትዮጵያ ዝወሰዶ ስጉመቲ ብደንቢ ክነቅፍ ዝፀንሐ ኮይኑ ብብዙሓት ተጋሩ እውን ከም ጅግና ዝቑፀር ተጋዳላይ እዩ፡፡

ሳክስፎን ካብ ሓፂን ዝተሰረሓ ብንፋስ ዝሰርሕ መሳርሒ ድምፂ ሙዚቃ እንትከውን ዝተፈላለዩ ድምፂ ንምቅያር ዝጠቅሙ መፍትሕታት ኣለዎ። ብተወሳኪ ከዓ ኣብ ቡዙሓት ዓይነት ሙዚቃ ከም ጃስ ፣ክላስካል ፣ኮፒን ንምስራሕ ይጠቅም።

ኣብ ርእሰ ኣድባራት ወገዳማት ኣክሱም ፅዮን ቤተ ክርስትያን ዝርከብ ቤተ መቅደስ እንትኮን ከምቲ እንምልከቶ ዘለና ኣብ ውሽጡ ዝተፈላለዩ ዓይነታት ናይ ቅዱሳን ምስልታት ሃይማኖታዊ ትሕዝቶ ዘለዎም ስእልታትን ይርከቡ፡፡

ናይዛ መፅሓፍ ርእሲ ምስላታት ዝብል እንትኾን ነዚ ናይ ቋንቋ ትግርኛ ምስላታትን ኣበሃህላታትን ዝሓዘት መፅሓፍ ዘዛጋጀውዋ ፅገሬዳ ተክለ፣ ኣስመላሽ ወልደማርያምን ኣስመሮም ገብረስላሴን አንትኾኑ ጠቅላላ ድማ 334 ገፃት ኣለውዋ።

ኣብ ዝተፈላለዩ መዕቆብታት ዝርከቡ ስደተኛታት ካብ ሞት ዘይሕሽ ናብራ ኣብ ሽራታት ይነብሩ ከምዘለዉን ሕቶታቶም ብወገን መንግስቲ እኩል መልሲ ክረክብ ከምዘይ ከኣለን ዝተፈላለዩ ሚድያታት ገሊፆም።

ኣብ ከተማና ኣክሱም ካብ ዝርከቡ መዘናግዕን መዝናነይን ቦታታት መናእሰይ ኢዛና መዘናግዒ ማእከል ተጠቃሲ እዩ፣ እዚ ቦታ ኣብ ቀረባ እዋን ብቤት መዘጋጃ ኣክሱም ሕድሳት ተገይሩሉ ብዙሓት መናእሰይ ካብ ኣብ ሕማቅ ቦታ ምውዓል ዘድሕን ዘሎ ቦታ እዩ፡፡

ዝተፈላለዩ ሓለፍቲ ኣብያተ ዕዮታት ትግራይ ከምዝገለፅዎ እዚ ዝመፅእ ዘሎ ሓዱሽ ዓመት ህዝቢ ትግራይ ሰላም፣ ቅሳነትን ራህዋን ዘስተማቕረሉ ዓመት ንኽኸዉን ድሌቶም ከም ዝኾነ ገሊፆም፡፡

ኣብቲ ምስሊ ከምእነስተውዕሎ ኣብ ሓደ ዓብይ ከተማ ዝርከብ መስጊድ ንምልከት ብቀፅሪ ዝተከበበን ዝርይኡ ከዓ ብዙሓት ዝተወድኡን ዘይተወድኡን ዓበይቲ ህንፃታት እውን ይርከቡ እዙይ ከዓ ንመሰርተ ልምዓት እታ ከተማ ንምዕባለ ንምምሕያሽን ወሳኒ ግደ ተራ ኣለዎ።

ከምዚኦም ዝኣመሰሉ መስቀላት ብዙሕ ዘመን ዘቑፀሩን ጥንታውያንን ዝተፈላለየ መልክዕ ዘለዎም መስቀላትን ኣብ ዝተፈላለዩ መዘክራት ተቐሚጦም ይርከቡ። እዚኦም ኻዓ ዝተፈላለዩ ሃወፅትታት ካብ ዝፈላለዩ ሃገራትን ውሽጢ ዓድን እናመፁ ይርእይዎም።

ከምዚኦም ዝአመሰሉ አናእሽተይ መስቀላት መብዛሕትኡ ግዜ ብአመንቲ እምነት ክርስትና አብ ክሳድ ዝእሰሩ እንትኮኑ እዚ ዝግበረሉ ምክንያት ድማ ማንም ሰብ ነዞም ኣመንቲ አብ ዝሪኡሉ ግዜ አመንቲ እምነት ክርስትና ምካኖም ንምፍላጥ እዩ፡፡

ሰለሙን ይኩኖኣምላክ ኣብ ትግራይና ካብ ዘለውና ተፈተውትን ብስርሖም ካብ ዝኽበሩን ኣርቲስታትን ሓደ ኮይኑ ኣብ ቀረባ ዋን ናብ ህዝቢ ዝለቐቓ ነቓዕ ብሪለ ወይ ካዓ ዳዋየ ዳዋ እናበለ ዘዜማ ደርፊ በቲ ህዝቢ ልዑል ተቐባልነት ረኺባ ኣላ.

ብባህሊ ከባቢና መሰረት ኣዴታትና ሓንቲ ጥንስቲ ኣዶ ሓሪሳ ምስተገላገለት ኣብ ገለ ከባብታት ሸዉዓተ መዓልቲ ኣብ ካልኦት ከባብታት ድማ ዓሰርተ ክልተ መዓልቲ ምስ ገበረት ናብ ደገ ምስ ቆልዓኣ ክትወፅእ ይገብርኣ።

ኣብ ከተማ ሽረ እንዳስላሴ ብዝተፈላለዩ ወድዓዊ ኩነታት ምክንያት ጠጠው ዝበሉ ዓውድ ኢንቨስትመንታት ንምስፍሕፋሕ ኢንቨስትመንታት ዓለማ ብምግባር እዞም ትካላት እዚኦም ናብ ስራሕ ንክኣትው ተሓቲቱ፡፡

ኣንቲካ ኣብ ማእከል ከተማ ኣክሱም ዝርከብ ባህላዊ ምግብታት ብምቅራብ ዝፍለጥ ቤት ምግቢ እዩ፡፡ ናብዚ ቤት ምግቢ ካብ ወፃኢን ውሽጢ ዓዲን ቡዙሓት ሃወፅቲ ንዝመፁ ባህላዊ ምግብታትና ኣብ ምፍላጥ ዓብይ ግደ ይፃወት፡፡

እዚ ኣብዚ ምስሊ ዘሎ ብፍላይ ኣብ ኣኽሱምን ከባቢኡን ብኢድ ዝተሰርሑ ሰፍኢ እንትኸውን ብዝተፈላለዩ ሕብሪ ክሪ ዝወነኑ እንትኾይኑ ናይቲ ህዝቢ ፉሉይ ክእለትን ታሪኽን መለለይ ናይቲ ኸባቢ እዩ።

ናብ ከተማ አክሱም መፂና ካብ ንረክቦም ናይ ስነህንፃን አሰራርሓን ዘሪኡና ቅርስታት ብከባቢ ዳዕሮ ዒላን ከባቢኡን ዝርከቡ ከባቢታት መፂና እንትንርኢ ከምዚኦም ዘአመሰሉ መንዲቃትን ዝተፈላለዩ ህንፃታትን ምርኣይ ልሙድ እዩ።

እዚ ብጣዕሚ ስሓባይን ደስ ባሃላይን ውቅብ ናይ ሓበሻ ቀሚስ ባህላዊ ክዳን ኢትዮጵያ እንትከውን አብ ዝተፈላለዩ ድግሳትን ዓበይቲ ክብረ በዓላትን ዝግበር ደቂ አነስትዮ ዝለብሶኦ ክዳን እዩ፡፡

ባህልን ሃይማኖትን ዝሓለወ ስርዓተ-ተክሊል እንትኾን መርዑት ኣብ ቤተ-ክርስትያን ስርዓተ መርዖም እንትፍፅሙ የርኢ፡፡ እቶም ብጎኒ ፃዕዳ ተኸዲኖም ዘኔው ድማ ዓርኪ መርዑት እዮም፡፡

ኣብቲ መንደቅ ተሰቒሎም እንሪኦም ዘለና ስፈታት ብኢድ ዝተሰርሑ ናይ ኢደ ጥበብ ዉፅኢታት እንትኾኑ ከም መጋየፂ ገዛ ከዓ የገልግሉ ።መልከዖም እዉን ኣዝዮም ሰሓብቲ እዮም።

ኢሳያስ ኣፎወርወቂ ይበሃል ።ፓለቲኛን ኤርትራ ብፍላይ ድሕሪ ናፅነት ምርካባ ነፃ ሃገር ምስ ኮነት ጀሚሩ ናያታ ሃገር መራሒ ኾይኑ ይቅፅል ኣሎ።

ኣብ ከተም ኣክሱም ካብ ዝርከቡ ገዳማት ሓደ ኮይኑ ኣቀማምጣ መሬቱ ካዓ ኣብ ልዕሊ ጎቦ ብምቕማጡ ኣብቲ ቦታ ኮንካ ምሉእ ከተማ ምርኣይ ዝከኣል እንትኸዉን እቲ ገዳም ካዓ እንዳ ኣቡነ ጲንጤሎን ይበሃል።

ኣብ ገዛዉትና ቡና ንምፍላሕ እንጥቀመሉ ባህላዊ መሳርሒ ማለት እዉን ጀበና እናበልና እንፅዉዖ ኣሰራርሕኡ ካብ ሸክላ ሓመድ ኮይኑ ብዙሕ ከይዲ ሓሊፉ እዩ። ንሕና ንጥቀመሉ?

ኣብ ኣክሱም ኣብ ዝተፈላለዩ ቀፅርታት ቤተክርስትያን ከባቢ ከምዚኦም ዓይነታት መስቀል ብበዝሒ ክሽየጥ ነስተውዕል ኢና፡፡ እዞም መስቀላት እዚኦም ንህዝቢ ክርስትያን ማለት እውን ንኣመንቲ ክርስትና ዝኮኑ መፍለይ ክኮኖም ድማ ኣብ ክሳዶም ዝኣስርዎ ማዕተባት እዮም፡

አብ ትግራይ ብዙሓት ዝተዳህሰሱን ዘይተዳህሰሱን ጥንታዊ ውቅር አብያተ ክርስትያን ይርከቡ። እዞም ቤተክርስትያናት ዝተፈላለዩ ሃይማኖታውን ባህላዊ ቅርስታት አብ ውሽጦም ዝሓዙ እንትኾኑ ነዚኦም እኹል ፅንዓት ንምክያድ ካበ ሓደጋን ጥፍአትን ክንህልዎም ይግባእ፡፡

መጋረጃ ካብ ጨርቂ ካብ ዝስርሑ ናይ ገዛ ኣቅሑት ወይ ከዓ መፀባበቂታ ካብ እንጥቀመሎም መሳርሕታት ሓደ ኮይኑ በምዛሕትኡ ጊዜ ማሕበረ ሰብና ናብ ገዛ ንዝኣቱ ብርሃን ንምቅናስ ኢሉ ኣብ መስኮት ወይካዓ ኣብ በሪ የስቅሎ፡፡

ኣብ ትግራይ ብሕርሻ መስኖን ዝለመዐ ግራት ኣሕምልቲ ዘሪኢ ምስሊ እንትኮን ብፅሑፍ ተመዲቦም መስርዕ ተክልታት ተዘርጊሖም እንትራእዩን እዙይ ከዓ ነቲ ምጥንን ማይን ምስታይን ምችው ይገብሮ።

እዚ መጽሓፍ ክእለት ቋንቋ እንግሊዝኛና ንምዕባይን ንምምሕያሽን ዝጠቕመና መጽሓፍ ኮይኑ ብተወሳኺ ናይ ማንም ሓገዝ ከየድልየና ባዕልና ንባዕልና ብምንባብ ጥራሕ እንመሃረሉ መጽሓፍ እዩ።

መንኣሰይ ኣብ ሕማቕ ቦታታ ካብ ምዉዓል ዓርሶም ቆጢቦም ኣብ ዝተፈላልዩ መዝናነይን ስፖርታዊ ማከላት ብምካድ ዝተፈላልዩ ዓይንት ምንቅስቃስ ክሰርሑ ይግባእ። እዚ ከዓ ናይ ዓርሶም ኣእምራዉን ኣካላውን ዕብይት ንምምጻእ ይጠቅሞም።

ኣብ ከተማ ኣክሱም ርእሰ ኣድባራት ወገዳማት ኣክሱም ፅዮን ቤተ ክርስትያን ከምዚ ኣብ ምስሊ እንርእዮም ዘለና ህፃናት፣ ሊቃውንቲ ቤተ ክርሰትያን ምእመናንን ዝተፈላለዩ መሳርሕታት ማለት እውን ከም ነጋሪትን ካልኦት ዝበሉ መሳርሐታትን ሒዞም ወፂኦም ዝተፈላለዩ ዓይነተ ጣዕመ ዝማሬታት የስምዑ።

ኣራንሺ ብስ ሓዋይ ሕብሩን ብዘለዎ ምቁር ጣዕምን ዝፍለጥ ዓይነተት ፍራፍረ እዩ ። ዋና ምንጪ ቫይታሚን ሲ ን ካልኦት መኣዛታትን ኮይኑ ብቡዝሕ መንገድነት ይቀርብ። ኣራንሺ ኣብ መላእ ዓለም ዋዒ ኣብ ዘለዎም ከባብታት ይፈሪ ።

እዞም ኣብ ምስሊ ንምልከቶም ዘለና መስቀላት ዝተፈኣለየ ዓይነት መጠንን ኣሰራርሓን ቅርፅን ዘለዎም እንትከውን ኣብ ዝተፈላለዩ ሙዝየማት ተቐሚጦም ዝርከቡ ካብ ነሓስን ወርቅን ዝተሰርሑ መስቀላት እዮም ።

ተጋደልቲ ነዚ ሐዚ ረኪብናዮ ዝኒአና ሰላም ነዚ ሓዚ ረኪብናዮ ዝኒአና ራህዋ ዘይክፈል ሓንቲ ሂወቶም ከፊሎም ምእንታና ምእንተሰላም ህዝቢ ትግራይ ኢሎም ዝኩሉ ሂወት ንዝከፈኩ ተጋደልትና ክብሪ ይግብኦም ።

ኣብ ምስሊ እንሪኦ ዘለና ምህርቲ ሩዝ እንትኮውን ከምዚኦም ዝኣመሰሉ ምህርትታት ኣብ ዝተፈላለዩ ዓበይቲ ሱፐር ማርኬታት ንረክቦም። እዚኦም ክዓ ካብ ወፃዒ ዓዲ ዝመፁ እንትኮኑ ብዓይነቶም ድማኒ ፍሉይ ዝበሉን ሙርፃትን እዮም።

ዝተፈላለዩ ፍርያት ምፅብባቕ ደቂ ተባዕትዮን ደቂ ኣንስትዮን ኣብ መደርደሪ ችርቻሮታት ዝተፈላለዩ ዶንድራንት ጨናታት የርእዩ። እቶም ዝተፈላለዩ ምልክታትን ሕብርታትን ቅዲታት መዐሸግን ንተጠቀምቲ ሰፊሕ ምርጫ ከምዘለዎም ይሕብሩ። ዓማዊል ነቲ ዘሎ ኣማራፂ እውን ክድህስሱ ይዕድሙ።

ዓይነታት ፀጥታ ህዝቢ ሰላም ንሓድርን ሰላም ንኽንቀሳቀስን ዘለዎም ዓብይ ግደ ንምርኣይ ሓላፍነቱ ከዓ ዓብይን ዕዙዝን ምኳኑ ንምግላፅ ህፃናት ኣብ ዝተፈላለዩ ጎደናታት ሰልፊ ምርኢት እንተርእዩ::

ቀሊልን ብሓጺን ዝተሰርሐን ፀሊም ቡናዊ ሽፋን ዘለዎ ወንበር ኣብ ቤት ፅሕፈት ወይ ከዓ ኣብ ዝኮነ ቢሮ ዝተቀመጠ እንትኮን ሰባት መፂኦም ኮፍ ንክብልሉ ዘገልግል ወንበር እዩ፡፡

ስዋ አብ ትግራይ ዝተለመደ ባህላዊ አልካላዊ መስተ እንትኸውን መብዛሕቲኡ ግዜ አብ ዝተፈላለዩ ዓበይቲ ድግሳት መፀዋዕታትን ዝቐርብ እዩ፡፡ እዚ መስተ እዚ ብፃዕዳ ዋንጫ ካብ ኒከል ዝተሰርሐ ይቕረብ፡፡

ሸሮ ኣብ ሃገርና ኢትዮጵያ ካብ ዝዝውተር ባህላዊ ምግቢ ኾይኑ ብፍላይ ድማ ኣብ ሰሜናዊ ኢትዮጵያ ከባቢ ሰሜን ማለት እውን አብ ትግራይ ብበዝሒ ይዝውተር።

ኣብዚ ምስሊ እንምልከቶም ሓደ ሃይማኖታዊ ኣቦ ማለት እዉን ናይ ሃይማኖት ኦርቶዶክስ ተዋህዶ እምነት ክርስትና መምህር ዝኮኑ ቀሺ ን ሓደ ተምሃራይ ሃይማኖታዊ ትምህርቲ እነተምህርዎ ነሰተዉዕል:: ብተለምዶ ከኣ ናይ ቆሎ ተምሃሮ እንዳበልና እውን ንፅውዖም::

ሕርሻ ካብ በዓል ኣናእሽቲ ናብ ግዝያዊ ዝተመስረተ ኮይኑ ከም ጣፍ፣ ስገም፣ ስርይ ዝኣምሰሉ ዝራእቲ እክሊ ዝሓዙ እዮም፡፡ ይኩን እምበር እቲ ዞባ ብተደጋጋሚ ድቂ ምብስባስ መሬት ከምኡ እውነ ኣብ ቀረባ እዋን ዘጋጠመ ግጭት ዘኣምሰሉ ብድሆታት የጋጥምዎ ኣለዉ፡፡

ኣብ ትግራይ ኸምዚኦም ዝኣመሰሉ ቤት ምግብታትን ቤት መስታትን ምርኣይ ዝተለመደ እዩ። እዞም ቤት ምግብታት ዘቅርብዎም ምግብታትን መስታትን ብዓይነቶም ፍልይ ዝበሉ ደስ በሃልትን ምቁራትን እንትኾኑ ዋገኦም ውን ምስቲ ማሕበረሰብ ዝኸድን ዝመጣጠንን እዩ።

ካዉሎ ቆፅሊ ዘለዎን ሓምለዋይ ኣሕምልቲ ኮይኑ ፅዑቅ ርእሲ ብፅኑዕ ዝተዓሸገ ቆፅሊ ይፈጥር ካዉሎ ቫይታሚናትን ፋይበርን ዝሃፍተመ ብብዙሕ መንገዲ ድማ ክዳሎ ይክእል ንኣብነት ተፈሊሑ ብሓዊ ተጠቢሱ ወይ ድማ ኣብ ስላጣ ጥረ ኮይኑ ክብላዕ ይክእል ።

ኣዴታት ትግራይ መብዛሕትኡ ግዘ ኣብ ዝተፈላለዩ ክፋላት ሰውነተን መጋየፂን ንመማላኸዒን ዝገብርኦ እንትኾና ሓደ ሓዲኦም ድማ ዝተፈለየ ትርጉም ኣለዎም። ንኣብነት ኩትሻ ዝባሃል ኣብ እዝኒ ዝግበር ሓንቲ ጓል ኣነስተይቲ ከም ዝተመርዓወትን ባዓል ሓዳር ምዃናን ዘርኢ እዩ።

ማሕበራዊ መራከቢ ሓፋሽ ድምፂ ወያነ ትግራይ ንዝተፈላለዩ ኣባላት ማሕበረሰብ ትግራት ኣብ ዝገበሮ ቃለ መሕተት ህዝቢ ትግራይ ዝለዎ ባህጊ ሰላምን ሰላምን ጥራሕ ምኳኑን ንልምዓት ዘለዎ ተበግሶን ገሊፆም

ሓዲሽን አብ ጠቅሚ ዘይ ወዓለን አብ ጠረጴዛ ዝተቀመጠ ብ ፃዕዳ ፕላስቲክ ዝተጠቅለለ ሓምለዋይ ሕብሪ ዘለዎ ናይ ፃዕዳ ሰሌዳ መደምሰሲ አብዚ ስእሊ ንምልከት እዚ ዝጠቅመና ካዓ አብ ፃዕዳ ሰሌዳ ዝዓሓፍናዮም ማንኛውም ፅሑፋት ንምድምሳስ ይጠቅመና ፡፡

ሌተናል ጀነራል ዮሃንስ ገብረመስቀል ተስፋማሪያም ኢትዮጲያዊ ሌተናል ጀነራል ኮይኑ ካብ 2013 እስካብ 2014 ሓላፊ ተልእኮ ኣዛዚ ሓይልታትን ሕቡራት ሃገራት ግዝያዊ ሓይሊ ፅጥታ ዝነበረ እዩ።

መብዛሕትኦም ህፃናት ትግራይ በተለይ ከዓ ኣብ ገጠራማ ክፋለት እቲ ክልል ዝርከቡ ተማሃሮ ብምክንያት ሕፅረት መሳርሒ ትምህርቲ እኩል ትምህርቲ ይረክቡ እኳ እንተዘይኮኑ ግን ከዓ ብዘለዎም ኣቅሓን ዓቅምን ክመሃሩ ይምኩሩ፡፡

እዚ ምግቢ ሃገር በቀል ዘይኮነ ሽሙ ዶናት ዝተብሃለ ምግቢ እንትኾን ካብ ፊኖ ዘይትን ክሬምን ይስራሕ ። ትሕዝትኡ ድማ ብጣዕሚ ሽኮራማ ስለዝኾነ ንጥዕናና ክበዝሕ ከሎ ክጉዳይ ይኽእል እዩ።

ናይ ሙሴ ታቦት ዝተሰመየት ኣማሓርኛ መፅሓፍ ብዛዕባ ነብይ ሙሴ ካብ እግዝኣብሄር ዝተቀበላ ታቦትን ከይዲ ኣታኣታትውኣ ናብ ኣክሱም ከመይ ከምዝነበረ ተዘንቱ መፅሓፈ እያ።

ቤት ምግብታት ብዙሓት ዓይነት እኳ እንተኮኑ ካብ ኣቶም ሓደ ከኣ ናይ ስዕረት ምግብታት ዝቀርቡ ማለት እዉን ውፅኢት ስጋ ዝኮኑ ምግብታት ዝሰርሑ ቤት ምግብታት ኣለዉ:: እዚኦም ከኣ በዙሕ ተጠቃማይ ዘለዎ እንትኮን መስተታት እዉን ጎናጎኒ ይሸጡ::

ማሕበር ደቂ ኣንስትዮ ትግራይ ኣብ ክልል ትግራይ ኢትዮጲያ ንደቂ ኣንስትዮ ሓይሊ ዝህብን መሰለን ዝጣበቀለን እዩ። እዚ ትካል ናይ ንቅሓት ጎስጓሳትን ቁጠባዊ ምሕያልን መደባትን ዝኣምሰሉ ወሳኒ አገልግሎት ይህብ።

በዓል ሸሞንተ እግሪ መርበብ ብምስራሕ ዝፈለጥ ሳርየት እዩ።

ኣብ ናይ ማንም ገዛ ትግረዋይ ክርከቡ ካብ ዝኽእሉ ናይ ገዛ ኣቑሑት ሓደ ፍንጃል ተጠቃሲ እዩ፣ ፍንጃል ቡና ንምስታይ ዝጠቅም ናይ ገዛ ኣቕሓ እንትኾን ሕብሩ ፃዕዳ ካብ ብርጭቆ ዝስራሕ ኣቕሓ እዩ፡፡

ናይ ባህላዊ ገይፅታት እካብ ኮይኑ ቁርፅራፃት ዝተሓላለኸ ቅርፂ ሰሪሖም አናእሽተይ ሕብራዊ ምልክት ብምፍጣር ብዝተራቀቀ ቅርፂ ዝተሰፈዩ እዮም። ነፍሰወከፍ ቁርፅራፅ ኣብ ማእኸሎም ካብ ቅርፊት ወይ ዓፅሚ ዝተሰርሐ እንትኸዉን ብኢድ ዝተሰርሐ እዉን ክኸዉን ይኽእል እዩ።

ኣብ ትግራይ ዝነብሩ ክፋላት ማሕበረሰብ ፈተውቲ ኣዝማዶም ኣሕዋቶምን ናይ ቀረባ ኣዕርክቶም ካብዚ ዓለም ብሞት እንትፍለዩ ሃይማኖታዊ ስርዓት ቀብሪ ንምፍፃም ተኣካኪቦም ናብቲ ስርዓት ዝፍፀመሉ ቦታ ብሓደ ይከዱ፡፡

ሰላም ባስ ኣብ ኢ/ያ ካብ ዝርከቡ ዓበይቲ ናይ ነዊሕ መንገዲ መጓዓዓዚታት ሓደ ኮይኑ፣ ብዙሕ ሰብ ብዘለዎ ብችውን ንተገልጋሊ ዘሕጉስን ኣገልግሎት ብተመጣጣኒ ዋጋን ድሕንነት ዝተሓለወ ጉዕዞን ስለ ዝህብ ተመራፂ ይገብሮ፡፡

ኣብ ትግራይ ብዙሕ ዘይተለመደ ዓይነት ስፖርት ጅምናስቲክ ወይ ከዓ ምልዓል ከበድትን ዓበይትን ክብደታትን ብዙሕ በተለይ ከዓ ኣብ ደቅ ኣንስትዮ ኣይተለመደን ።ግን እዚ ከዓ ሰውነተን ንምህናፅ ጭዋዳታተን እውን ንምዕባይን ዝጠቅም ዓይነት ስፖርት እዩ፡፡

ፍርፍር እንጀራ ካብ እንጀራ ወፃኢ ካልኦት ተወሰክቲ ኣትክልትን ፍራምረን ወሲካ ክንበልዖ ከለና ንጥዕናና ፅቡቅ ከምኡ እውን ከዓ ዝተፈላለዩ ንጥረ ነገራት ካብቲ ምግቢ ንክንረክብ ይጠቅመና፡፡

እዚ ምስሊ ናይ ሓባር መንበሪ ተባሂሉ ይፅዋዕ።

ማሕበረሰብና ዝተፈላለዩ ጉዳያት ክገበር ከሎ ን ኣብነት ከም መርዓ ክርስትናን ካልኦት ዝኣመሰሉ ድግሳትን ክገበር ከሎ ጎረባብቱ ፈተውቲ እዕርክቱን ናይ ቀረባ ኣዝማዱን ፀዊዑ ድግስ ብምግባር ደስ ዝብል ግዜ የሕልፍ ይፃወቱን ይስዕስዑን ክዓ::

ኣብ ዝተፈላለዩ ዓበይቲ ስፐርማርኬታት ካብ ዝሽየጡ ናይ ህፃናት ምግብታ ሓደ ብስኩት ተጠቃሲ እዩ፡፡ እዚ ኣብ ምስሊ እነሪኦ ዘለና ብስኩት ባርሌጅ ዝባሃል እንትኸውን ኣብ ህንዲ ዝምረት ካብ ክሬም ነፃ ብስኩት እዩ፡፡ እዚ ብስኩት ውን መቐረቱ ፍሉይ ብምዃኑ ህፃናት ይፈትውዎ፡፡

ቤት ትምህርቲ ላዕለዋይ ካልኣይ ብርኪ አክሱም አብ ከባቢ መናሃርያ ዝርከብ ዓብይ ካልአይ ብርኪ ትምህርቲ ቤት እንትኸውን አብ ውሽጡ ብዙሓት ተምሃሮ ካብ ታሽዓይ ክሳብ ዓሰርተ ክልተ ክፍሊ ዝሓዘ እዩ ።

ኣብ ዝኮነ ኣዳራሽ መናእሰይ ተዓዲሞም ዓቅሞም መዕበይ ዝከውን ስልጠና እንትወስዱ ዘርኢ ምስሊ እዩ:: እዚ ከኣ ኣብ ቀፃሊ ከይዲ ሂወቶም ዘጋጥሞም ብድሆታት ተፃዊሮም ንክወፁ ኣብ ዓቢ ደረጃ ንክበፅሑን ዓቢ ተራ ኣለዎ::

ኣብ ኣክሱም ከባቢ ሙራደቃል ዝርከብ ደስ ዝብልን ሳሓባየ መልክዕ ዘሎዎን መቀመጢ ቦታ እንትኮን መብዛሕቱኡ ግዜ ብአመንቲ ሃይማኖት ኦርቶዶክስ ተዋህዶ ክርስተና ፆሎተ ምህለላ ዝበፅሓሉ ቦታ እዩ ።

ኣባላት ሰርከስ ትግራይ ኣብ ዓመታዊ ክብረ በዓል ምስረታ ህወሓት ምርኢት ከርእዩ ከለው እዚ ምስሊ የመላኽተና፡፡ ብተወሳኺ ግን ኣባላት ሰርከስ ትግራይ ኣብ ካልኦት ምርኢታትን ስፖርታዊ ምድላዋትን እውን ዝተፈላለዩ ምርኢታት የርእዩ እዮም፡፡

ኣብ ዝተፈላለዩ ክፋላት ዓለም ዝርከቡ ተጋሩ ትውልደ ተጋሩን ከምኡ እውን ሰብኣውነት ዝስመዖም ሰባት ነቲ ኣብ ትግራይ ተከፊቱ ዝነበረ ጦርነት ንምቁዋምን ከምኡ እውን ብምክንያት ንሱ ስዒቡ ዝመፀ ጥምየትን ዝተፈላለዩ ሰዕብየናትን ብምቁዋም ኣብ ዝተፈላለዩ ከተማታትን ጎደናታትን ብምውፃእ ተቃውሞ እንተስምዑ

እዞም እንምልከቶም ዘለና በራመላት ኣብ መብዛሕትኦም ናይ ትግራዋይ ገዛ ዝርከቡ ኣቅሑት እንትኮኑ ክመፁ ከለዉ መጀመርያ ካብ ወፃኢ ዓዲ ዝተፈላለዩ ኣቁሕት ፂዒኖም ዝመፁ እንትኮኑ ድሕሪ ኣገልግለቶም ከዓ ንሕና ንመትሓዚ ማያትን ንካልኦት ኣገልግሎታትን ንጥቀመሉ፡፡

ኣብ መእተዊ በሪ ቀፅሪ ኣክሱም ዩኒቨርስቲ ይስራሕ ዘሎ ሓድሽን ዓብይን በሪ እንትከውን ባህልን ታሪክን እታ ከተማ ንምግላፅ ዝኣክል መልክዑ ናይ ኣክሱም ሓወልቲ ቅርፂ ዝሓዘ እዩ፡፡

ኣብ ከተማታት ዝርከቡ ማህበረሰብ ንምጉዕዓዝ ዝተፈላለዩ ተሽከርከርቲ ዝጥቀሙ እንትኮኑ ኣብ ገጠር ዝርከቡ ማህበረሰብ ግን ዝተፈላለዩ ባህላዊ መጓዓዕዝታት ከም አድጊ፣ ፈረስን ጋሪን ዝበሉ ይጥቀሙ።

ነዚ ቦታ እዚ ቡዙሓት ተመልከትትን ቱሪስትታትን እናመፁ ይጉብንይዎ እዮም፡፡ እዚ ዝኾነሉ ምክንያት ከዓ ኣብቲ ላዕሊ ጫፍ እቲ ወዲ ኮፍ ኢልዎ ኣብ ዝንኤ ቦታ ዘለዎ ርእየት ፍሉይን ስሓባይን ብምኻኑ ነቲ ተፈጥሮ ንምስትምቓር ምችው ኩነታት ስለዝፈጥር እዩ፡፡

እዚ ኣብ ምስሊ እንሪኦ ዘለና መፅሓፍ ናይ ኣዴና ቅድስት ድንግል ማርያም ብትግርኛ ዝተዳለወ ናይ ፀሎት መፅሓፍ እንትከውን ውዳሴ ማርያም ብምባል ከዓ ንፅውዖ:: እዚ መፅሓፍ እዚ ብ ናይ ኣርተዶክስ ክርስትያን ትግራይ ኣመንቲ ዝበፅሕ ናይ ፀሎት መፅሓፍ እዩ።

ዝተፈላለዩ ዓይነታት ሸበጣትን ጫማታትን ብሓባር ተደርዲሮም ንመሸጣ ዝወፁ ይመስሉ፡፡ እቶም ጫማታት ዝተፈላለዩ ዓይነታት ሕብርን ቅድን ዘለዎም ኮይኖም ገሊኦም ክዓ ኣብ ንፁር ፕላስቲክ ዝተዓሸጉ እዮም፡፡

ኣብ ዝተፈላለዩ ከተማታት ዝርከባ ኣፀደ ህፃናት ትምርትቤት ክሃንፃ ኣብ ዝሓስባሉ እወን እቶም ህፃናት ካብ ዝመሃርሉ መምሀሪ ክፍሊ ወፃኢ ኣብ ትርፊ ሰዓቶም ዝፃወትሉን መንፈሶም ዝሕድስሉን ቦታት እውን የዘጋጅዋ ።

ዝተፈላለዩ ቤት ምግብታት ኣብ ከተማታት ትግራይ ዝርከቡ እንትኮኑ እዞም ቤት ምግብታት እዚኦም ብዓይነቶም ዝተፈላለዩ ባህላውን ዘመናውን ምግብታት ብምቅራብ ይፍለጡ፡፡ እዞም ቤት ምግብታት እዚኦም ንዝመፁ ቱሪስትታት ምችዋትን ነቲ ነባራይ እውን ዘዕግብ ኣገልግሎት ዝህቡ እዮም፡፡

ኣብዚ ሕዚ ግዘ ብዙሓት ዓይነታት ቅዲ ኣከዳድና ክዳውንትን ፋሽንን ይመፁ ኣለው። እንተኮነ ግን ገሊኦም ምስ ዘለና ባህልን ሃይማኖትን ዘይከዱ ምኳኖም ብዓበይቲ ወለድታት ተቀባልነት የብሎምን፡፡

ነበር ኢትዮጲያዊ ፖለቲከኛን ኣብ ስራሕቲ ዲፕሎማሲ ዝነጥፍ ተጋዳላይ ስዩም መስፍን ንኣስታት ክልተ ዓሰርተ ዓመታት ሚንስተር ጉዳያት ወፃኢ ኮይኑ ዘገልገለን መስራቲ ኣባል ህወሓትን ዝነበረ እዩ። ኣስመላሽ ወልደስላሰ ብፃዩ ካዓ በዓል ስልጣን ህወሓት ነይሩ። ክልቲኦም ኣብ ትግራይ ኣብ ዝነበረ ኩናት ሂወቶም ሓሊፉ።

መቐለ ዩኒቨርስቲ ኣብ ኢትዮጵያ ኻብ ዝርከቡ ዓበይቲ ናይ ትምህርቲ ትካላት ሓደ ኮይኑ ኣብ ከተማ መቐለ ዝርከብ ዓብዪ ናይ ትምህርቲ ትካል እዩ፡፡ እዚ ትምህርታዊ ትካል ኣብ ዓመት ካብ ዝተፈላለዩ ክፋላት ኢትዮጵያ ብዙሓት ተመሃሮ ይቕበል፡፡

ሊፕስቲክ ንክንፍር ሕብርን ቅርፅን ንምውሳክ ንጥቀመሉ መመላክዒ ፍርያት እዩ። ብዝተፈላለየ ሕብሪ ከምኡ እውን ቅመማትን ኣለዎ። ሊፕስቲክ ውልቃዊ ቅዲ ንምግላፅን መልክዕካን ንምዕባይን ዝሕግዝ ብዙሕ ዕዮ ዝዓይ መንገዲ እዩ።

ኣጣል ንዝተፈላለዩ ዕላማታትን ንዘመናት ዝዓበዩ መጥበዉቲ እንስሳት እዮም፡፡ ብተዓፃፃፍነቶም ዝፍለጡ ኮይኖም ኣብ ዝተፈላለዩ ሃዋህዉን ኩነታትን ክስስኑ ይኽእሉ፡፡ ኣጣል ብቐንዱ ከም ፍልፍል ፃባን ስጋን ኮይኖም የገልግሉ፡፡

ሽሮ ናይ ኢ/ያ መግለፂ ምግብታት ወይ ክዓ ባህላዊ ምግብታት እናተብሃሉ ካብ ዝፅውዑ ቅድሚት ዝፅዋዕ ምግቢ እንትኸውን ዝስራሕ ክዓ ካብ ዓተርን ጥራ ምረን እዩ:: እዚ ክዓ ብጣዕሚ ምቁርን ፍሉይ ክሳብ ናይ ኢ/ያ መፍለይ ምግቢ ዝኸውንን በፅሑ እዩ፡፡

ደቂ ኣንስትዮ ኣብድሕሪት ገደናን ኣብ ናይ ሕርሻ ቦታታትን ዓቅመን ብዝፈቀዶ መልክዑ ዝተፈላለዩ ፍርያት ሕርሻ ነገራት ንባዕለን ውሕስና ምግቢ ከረጋግፃን ኣታዊአን እውን ክውስካ ይግባእ፡፡

ብዓሰርተ ትሸዓተ ዒስራን ሸውዓተን ዝተወለደ ራእሲ መንገሻ ሰዩም ኣብ ውሽጢ ሃፀዊያዊ ስድራቤት ኢትዮጵያ ፍሉጥ ሰብ ኤዩ። ከም ዘርኢ ሃፀይ ዮሃንስ ራብዓይ መጠን ኣብ ታሪኽ ኢትዮጵያ ልዑል ተቃበልነት ኣለዎ።

ኣብ ከባቢ ራያ ዝርከቡ ክፋላት ማሕበረሰብ ከምዚ ዝበለ ሰሓባይን ባህሊ ዝገልፅን ፍሉይ ኣከዳድና ኣለዎም:: ከምኡውን ክዓ ኣናእሽተይ መናእሰይን ንብዕድመ ዝዓብይዎም ሰብ ፀጋ ዕድመን ንወለድን ዘለዎም ክብሪ ክዓ ፍሉይ እዩ፡፡

ብዙሓት ደቂ ኣንስትዮ ኣሕዋትና ፀጉረን ኣብ ዘይተሰርሓሉ እዋን ስራሕ ኣብ ዝሰርሓሉ ግዜ እቲ ፀጉረን ስራሕ ንከይሰርሓ ከየፀግመለን ንድሕሪት ብከምዚ ዝኣምሰለ መልክዑ የትሕዘኦ።

እዚ ምስሊ ኣብ ሕርሻ ዝርከብ ኮይኑ ስርናይ ይበሃል ን ዝተፈላለዩ ንምግቢ ዓይነት የገልግል።

ስየ እናበልና እንፅውዖ ተኽሊ አብ ከተማታት ትግራይ መብዛሕትኡ ግዜ እነስተውዕሎ ዓይነት ተኽሊ እንትኸውን፤ በተለይ ኸዓ አብ ፅርጊያታት እንዳተዘርገሐ እቲ ኸተማ መልክዑ ንክሕሉን ንክውቅብን ዝገብር ተኽሊ እዩ፡፡ እዚ ተኽሊ እዚ ብተለምዶ ተምሪ እውን እናተብሃለ ይፅዋዕ እዩ፡፡

ናይ ህዝቢ ግልጋሎት ዝህባ ብፈላይ ኣብ መንገዲ ኣነር ምምልላስ ይጠቅማ።

ናይ ህፃናት ሕሩጭ ፀባ ኣብ ዉሽጡ ንዕብየት ህፃናት ዝጠቅሙን ጠቀምቲ ንጥረ ነገራት ዝሓዘን ኣጠቃቅምኡ እዉን ቀሊል እዩ:: ብተውሳኪ ከዓ ብቀሊሉ ኣብ ኣብ ቀረባና ሱፐርማርኬታት ክርከብ ዝክእል እዩ::

ኣብ ገዛ ኣብ ዝተፈላለዩ ዓበይቲ ቤት ፅሕፈታት ዝቅመጥ መጠንጠሊ ኣቅሓ ክዳውንቲ እንትከውን ኣብ እዋን ስራሕ ዘጨናኑቁና ጃኬት ክራባታ ኣብኡ ምስቃል ይጠቅመና፡፡

ኣብ እዚ ካፊ ኮይንካ ምግብን መስተን ምእዛዝን ምጥቃምን ብጣዕሚ ደስ ዝበል እዩ። ዘለዎ ሰሓባይ ደስ ዝብል ተፈጥሮ እረኣዩ ተክልታትን ጎቦታትን ኮታስ ዘለዎ ኣየር መንፈስካ ዘሕጉሰን ዘሕድስን እዩ።

እዞም ኣብ ፀግዒ እንሪኦም ዘለና ሕንባሻታት እንትኾኑ ኣብ ማእከል ብመልክዕ ኽቢ ተቐሚጡ ዝኒአ ከኣ ምሩፅ ፃዕዳ መዓር እንክኸውን ኣብ ውሽጡ ብዙሕ ተፈጥራዊ ትሕዝቶ ዘለዎ እንትኸውን ንህንፀት ሰውነትናን ንእምሮናን ወሰንቲ ዝኾኑ ንጥረ ነገራት ዝሓዘ እዩ።

ብዙሓት ገባራት ትግራይ ዝተፈላለዩ ንጥፈታት ሕርሻ ብምክያድ ናብርኦም ይመርሑ ካብቶም ንጥፈታት ሓደ ድማ ምርባሕ ንህቢ ተጠቃሳይ እዩ ንህቢ ብዙሕ ምህርቲ መዓር ዝህብ እንትኸውን እዚ ምህርቲ እዚ ከዓ ተሸይጡ ብዙሕ ኣታዊ ከርክበሎም ይኽእል ።

እዚ ኣብ ስእሊ ንምልከቶ ዘለና መስቀላት ካብ ብሪ ዝተሰርሑ ጥንታዊ መስቀላት እንትኮኑ እዚኦም ከዓ ቤተ መቅደሳት ዲያቆናትን ካህናትን ኣብ እዋን ቅዳሴን ዝተፈላለዩ ሃይማኖታዊ ስርዓታት ዝፍፀመሉ ግዜ ሒዘሞዎ ንኣገልግሎት ይወፁ።

ኣብ ርእሲ ኣድባራት ወገዳማት ኣክሱም ፅዮን ቤተ ክርስትያን ዝርከብ ቤተ መቅደስ እንትኮን እዚ ቤተ መቅደስ እዚ ቅድሚ ብዙሕ ዘመን ብሃፀይ ፋሲለደስ ዝተሃነፀ ቤተ መቅደስ እንትኮን ክሳብ ሕዚ እንዳ ጥንታዊ ወይ ክዓ እንዳኣወዳት እንዳተባሃለ ፍሉይ ሽሙ ይፍለጥ፡፡

እዚ ኣብ ጥርሙዝ እንሪኦ ዘለና ምህርቲ ኮሚደረ ኬችኣብ ብቐንዱ ካብ ኮሚደረ ቬኔማር ሽኮርን ቅመማትን ዝስራሕ እንትኸዉን ካብ በርገርን ናይ ድንች ጥብስን ክሳብ እንቋቑሖን ሳንድችን ዝተፈላለዩ ምግብታት ጣዕሚ ንምዉሳኽ ንጥቀመሉ ሶሲ እዩ፡፡

ናይ ከንፈር ሕብሪ ወይ ከዓ ሊፒስቲክ እናበልና እንፅውዖ እንትኸውን መብዛሕቲኢ ግዜ ዝጥቀማሉ ደቂ ኣንስትዮ እንትኾና እዚ ድማ ከንፈርን ዝመልከዐን ዝፀበቀንን ሰሓባይን ኮይኑ ንክረአ ይጠቅመን ብተወሳኪ ድማ ዝደረቀ ከንፈረን ንምልስላስን ይጥቀማሉ።

ደቂ ኣንስትዮ ኣሕዋትናን እኖታትናን ኣብ ዝተፈላለዩ በዓላት ብባሃህላዊ መንገዲ ዝተዳለወ ኩሕሊ ብምምፃእ መልኪዐንን ፀቢቀንን ንኽረኣያ ኣብ ፀጉሪ ዓይነንን ካልኦት ከባቢ ክፍለ ኣካላተን ይልከይኦ።

ህፃናትን ሰገናትን ናይ ሓደ ትምህርቲ ቤት ምስ መማሃራኖም ብምኳን ኣብ ሓደ ቤት ትምህርቲ ዝተዘጋጀወ ምርኢት ወይ ካዓ ስፖርታዊ ክከውን ይክእል ካልእ ባህላዊ ምርኢት ኣብ ምርአይ ዝርከቡ ይመስሉ።

ኣብ ከተማ ኣክሱም ምውፃእ ሽረ ገፅ ዝርከብ ቤተ መንግስቲ ንግስተ ሳባ እንትኮን ንብዙሕ ዘመን ተዓቂቡ ፀኒሑ ሃወፅትን ጎብነይትን ክሪእዎም ብምግባር ብትሪዙም ዝርከብ ኣታዊ ንምውሳክ ዘክእል ዓብይ ቅርሲ እዩ።

እዛ ኣብ ምስሊ እንሪኣ ዘለና ጓል ኣነስተይቲ ናይ ሞዴሊንግን ፋሽንን ተወዳዳሪት እንትትከውን ዝተፈላለዩ ምህርትታት ብድርጅታ ዝተዋሃብዋ ክዳውንቲ ለቢሳ ብምውፃእ ንተመልከትን ንዳያኑን ተርኢ ኣላ፡፡

እቲ አብ ምስሊ እንሪኦ ዘለና ምግቢ ፋታ እንትከውን እዚ ምግቢ እዙይ ብቡዙሓት ሰባት ንቁርስነት ተመራፂ ስለ ዝኮነ ከምቲ እንሪኦ ዘለና እውን እቲ ቆልዓ የስተማቅሮን ፈትይዎ ይምገቦን አሎ።

እኖታትናን ደቂ ኣንስትዮ ኣሕዋትናን ፀጉረን ሰሓባይን ልስልሱን ንክኾን ጠስሚ ኣብ ርእሰን ብምልካይ ናይ ፀጉረን መልክዕን ናይ ቆርበተን ወዝን ጥዕናን ይሕልዋ፡፡

እዙይ ኣብ ምስሊ እንሪእዮ ዘለና መጉእን መውቀጢ እንትከውን እዙይ ኣዴታትና ቡና ኣብ ዘፍላሕሉ እዋን ብባህላዊ መንገዲ ነቲ ዝተቆለወ ቡና ንመውቃጥ ዝጥቀማሉ ናይ ገዛ ኣቕሓ እዩ።

ፀሓይ ዓለም ባሕረ ሐሳብ ብ መርጌታ ዘነበ ሓየሎም ዝተዛጋጀወት ብዛዕባ ቀመር ኣቀማምራ ዘመናትን ካልኦት ናይ ቤተክርስትያትና መሰረታዊ ኣስተምህሮን ተምህር መፅሓፍ እንትከውን ኣብ ውሽጣ ክዓ ሸሞንተ ምዕራፋት ዘጠቃለለት እያ::

ፎሲላ ብቡዙሕ መንገዲ ክንምገቦ እንክእል ብዙሕ ዕዮ ዝዓዮ ማዓዛ ዘሎዎ አሕምልትን ፅቡቅ ምንጪ ቫይታምን ማዕድናትን ፋቨርን ኮይኖም ትሑት ካሎር ዘለዎም እዮም። ፎሲላ ኣብ ሳላጣ ሽርባን እውን ክውሰኮ ይክእሉ እዮም።

እዚ ምስሊ ኣርማ ባንኪ ቡና ኮይኑ ኣብ መላእ ኢትዮጵያ ከዓ ይርከብ።

ኣብ ትግራይ መብዛሕትኡ ግዜ እዚ እንምልከቶ ዘለና ዓይነት ምግቢ ንቁርሲ ዝዝዉተር ምግቢ እንትኾን ስፔሻል ፋታ እናብሃለ ይፍለጥ። ኣብ ውሽጡ ዘለዉ ትሕዝቶታት ድማ ፍርፍር ቅጫ ርጉኦን ሰላጣን ካልኦት ኣትክልትን ዝሓዘ እዩ።

እዚ ኣብ ምስል ንሬእዮ ዘለና ምሣርሐ ቑልፊ ዝበሃል እንትትኮውን ዝቑልፊ እዝ ዝሠራሐ ኸዓ ካብ ስተይንለስ ስቲል ዝበሃል ባእታ እንትትኮውን እዝቑልፊ እዙይ በርታት ማለቱውን መእተዊ በርታት ንኽንኸፍትን ኽነዓጹን ይጠቕመና።

ቀይሕ ሱር ሱሮም ካብ ዝብልዑ ኣትክልቲ ሓደ ኾይኑ ፅቡቅ ምንጪ ፋይበር ፣ፓታሲየም ፣ማንጋኔዝ እዩ። ቀይሕ ስር ዝተፈላለዩ ጥዕናዋ ረብሓታት ዘለዎ ኾይኑ ምምሕይሽ ዋሕዚ ደም ፤ መመሕያሽ ፀቅጢ ደሞ ይገብር

ጆን ፈርንቸር እዋናዊ ቅድታትን ዝተፈላለዩ ምርጫ ዘለዎም ምህርትታትን የቕርብ ብፅሬት ዘለዎም ኢደ ጥበብን ንኣገልግሎት ዓማዊል ብዘለዎም ተወፋይነትን ዝፍለጡ እዮም። ጆን ፈርኒቸር ዓማዊል ምቹን ቅዲ ዘለዎም ገዛዉቲ ንክፈጥሩ ንምሕጋዝ ዓሊሙ ዝተከፈተ ትካል እዩ።

ዝተፈላለየ ዓይነት ፀብሒ ዝሓዘ በቢዐሠይነቱ ይበሃል።

ኣብዚ ሕዚ ሳዓት ናይ ሞዴልን ናይ ፋሽንን ብዙሓት ኢንዱስትሪታት እናዓበዩ ዝመፁን ዘለው እንትኮኑ በተለይ ካዓ ብደቀነስትዮ ዝተፈላለዩ ውቃበን መልክዕን ዘለዎም ክዳውንቲ ዲዛይን ብምግባር ንተገልገልቲ እናቀረቡ ይርከቡ።

ድንሽ፣ ካሮት፣ ቀይሱር ስሮም ካብ ዝብልዑ ተኽልታት እንትኽኑ ልዑል መጠን ካርቦ ሃይድሬት ስለ ዘለዎም ንሰብነትና ሓይሊ ንምሃብ ኣካላትና ድማ ንምህናፅን ቅልጡፍ ዕቤት ንምርካብን ይጠቕሙና፡፡

ቤተ መሸጣ መድሓኒት ኣክሱም ኣብ ከተማ ኣክሱም እትርከብ መሸጢ መድሓኒት እንትትከውን ኣገደስቲ መድሓኒታትን ፍርያትን ክንክን ጥዕናን በጥንቃቀን ብምችውን ኩነታትን ትህብ። እሙን ግልጋሎትን ብተመጠጣኒ ዋጋ መድሓኒትን ብምሃብ ጥዕናናን ፅቡቅ ሂዎት ንክንመርሕ እውን ትሕግዝ።

ታንቴል ካብ ረጉድ ሃሪ ዝስራሕ ዓይነት ቅዲ አስራራሓ ዘለዎ ጨርቂ ኮይኑ አብ ትግራይ አብ መብዘሕትኡ ገዛዉቲ ከም መመላኽዕን አብ አቑሑ ገዛታት ካዓ ከም መሽፈኒ ተገይሩ ይስቀል፡፡

ኣብ ትግራይና ካብ ዝርኮውን እተመልከቲ ዝስሒውን ደስ ካብ ዝሉ ባህልታትና ሓደ ሥርዓት መርዓን ትትኮውን ኣብዝ እዋን መርዓ እዙ መርዑ ት ከምቲ ኣምስልን ድርእዮም ዘለና ደስ ብዝብል ባሃላ ዉዂዳን ኣሸብሪቖም ዝረእዮን ተኾኑ ኣብዝ እዋን እዙውን በይተሰብዕሩኽትን ተሓጕሶም ይውዕሉ።

ኩዕሶ ስኪዔት ኣብ ርብዒ መኣዘን ሜዳ ዝካየድ ደስ በሃላይን መዝናነዪን ብዙሓት መናእሰይ ዝመርፅዎን ናይ ጋንታ ስፖርቲ ኮይኑ ኣብዚ ቅልጡፍ ፀወታ ነብሲ ወከፍን ሓሙሽተ ተፃወቲ ዝሓቁፋ ክልተ ጋንታታት ይወዳዳራ ።

እዞም ተገደምቲ ወናብር ኣብ ዝተፈላለዩ እንዳ ጣውላ ዝስርሑ እንትኮኑ ብዙሕ ሰብ ብሓደ ግዜ ኮፍ ስለ ዘብሉ ብዙሕ ሰብ ተመራፃይ ይገብሮ፣ ኣብ ዝተፈላለዩ በዓላትን ድግሳት እውን ከም መቀበሊ ጋሻ ይጥቀመሎም፡፡

ሜስ ኣብ ኢትዮጵያን ኤርትራን መብዛሕቲኡ ግዜ ዝጥቀም ዓይነት ባህላዊ መስተ እንትኸውን ብተለምዶ ካብ ሸውዓተ ክሳብ ዓሰርተ ሚኢታዊ ዝበፅሕ ትሕዝቶ ኣልኮል ኣለዎ። ሜስ መብዛሕቱኡ ግዜ ኣብ ገዛ ዝስራሕ ኮይኑ መዓር ፣ማይ ፣ጌሾ፣ ቁጥቋጥን ዝባሃሉ ተክልታት ከም ቀንዲ ቅመማት ይጥቀም።

ኣብ ትግራይ ዝርከቡ ብዙሓት ኣፀደ ህፃናት ኣለዉ፡፡ እዞም ኣፀደ ህፃናት ዕድመኦም ልዕሊ ኣርባዕተ ዓመት ንዝኾኑ ካብ ኬጅ ዋን እስካብ ኬጅ ስሪ ንሰለስተ ዓመታት ኣምሂሮም ኣመሪቖም ናብ ቀዳማይ ብርኪ ትምህርት ቤት ንኽኣትዉ ይገብሩ፡፡

ህዝባዊ ወያነ ሓርነት ትግራይ ወይ ከዓ ህወሓት ኣብ ክልል ትግራይ ኢትዮጵያ ዝተበገሰ ፖለቲካዊ ውድብ እዩ ። ንኣስታት ሰለስተ ኣስርተ ዓመታት ኣብ ፖለቲካ ኢትዮጵያ ዓብላሊ ታራ ዝተፃወተ ኾይኑ ንዕቤት እዛ ሃገር እውን ዓብዪ ግደ ኔርዎ።

ናይ ዞባ ደቡባዊ ምብራቅ ትግራይ ኣመራርሓታት ኣብ ዝሃበዎ መግለፂ ሕዚ ኣጋጢሙ ንዘሎ ምክፍፋል መራሕቲ ህዝቢ ንሓደ ካብቲ ወገነነት ኣጋጢሙ ዝነአ ፀገም መፍትሒ ክኮን ከምዝክእል ንድምፂ ወያነ ትግራይ ገሊፆም፡፡

ካብ ውፅኢት ኣትክልቲ ምዃኑ ዝእመነሉ መሕፀቢ ፀጉሪ እዩ።

ብተመሳሳሊ ኣብ ርእሰ ኣድባራት ወ ገዳማት ኣክሱም ፅዮን ቤተ ክርስትያን ዝርከብ ካሊእ ቤተ መቅደስ እንትኾን እዚ ካዓ ብሃፀይ ሃይለስላሴ ዝተሰርሐ ቤተ መቅደስ እዩ። ከምቲ ንሪኦ ዘለና ኣብ ውሽጢ ህዝበ ክርስትያን መፂኦም ሃይማኖታዊ ስርዓት ኣብ ምፍፃም ይርከቡ።

ኣረቂ ኣብ ትግራይ ካብ ዝዝውተሩ ሓየልቲ አልኮላዊ መስተታት ሓደ ኮይኑ መብዛሕትኡ ግዜ ኣብ ጥርሙዝ ዝዕሸግን እቲ መሕበረ ሰብ ከዓ ናብ ዝተፈላለዩ ድግሳትን ወፀዋዕታታትን ሒዝዎ ይኸይድ፡፡ ኣብ ዝተፈላለዩ መስተታት እውን እዚ ዓይነት መስተ ልሙድ እዩ፡፡

ቡዙሓት ብዛዕባ መልክዕን ስነ - ፅባቐን ዝፅበቃ ደቂ ኣነስትዮ ዝተፈላለዩ ሰብ ስራሕን መፀባበቐታትን መመላካክዕታትን ይጥቐማ እየን፡፡ ካብኣቶም ሓደ ሰብ ስራሕ ፀጉሪ እዩ፡፡ እዚ ሰብ ስራሕ ፀጉሪ ቤት ሓፅር ፀጉሪ ዘለወን ነዊሕ ፀጉሪ ዘለወን ንክመስልይገብር፡፡

ሆቴል ናሽናል አብ ከተማ አክሱም ከባቢ መናሃርያ ወይ ከዓ አብ እንዳ ሚካኤል ዝርከብ ሆቴልን ቤት ምግብን እንትኸውን እዚ ሆቴል እዚ አብ አክሱም ነዊሕ እዋን ካብ ዘቁፀሩ ቤት ንጉሳት ተጠቃሲ እዩ። ብዙሓት ተጠቀምቲ እውን ዘፍረየ እንትኸውን ብአገልግለቲ ከዓ ብዙሕ ሰብ ይፈትዎ።

ህፃናት መናእሰይን ሰገናትን ኣብ ዘለዎም ትርፊ ሰዓታት ዝናፈስሉን ዝዝናነይሉን ቦታ ብመንግስትን ካልኦት መዳርግቲ ኣካላትን ክስርሑ ይግባእ፡፡ እዚ እንተዘይኮይኑ ግን እዞም ክፋላት ማሕበረሰብ ናብ ዘይተደለየ ሱስን ዝኣትዉሉ ዕድል ዝለዓለ እዩ፡፡

ኣብ ምስሊ ንምልከቶ ናይ ገዛ ኣቕሓ መብዛሕትኡ ግዘ ኣብ ክሽነ ንጥቀመሉ ኮይኑ መዘፍዘፍን መሕፀብን ዝተፈላለዩ ፍረምረታት ካልኦትን ንምግብነት ዘገልግሉ ኣትክልትን ንጥቀመሉ፡፡ እዚ ኣቕሓ ከዓ ካብ ፕላስቲክ ይስራሕ፡፡

መብዛሕትኡ ግዜ መናእሰይ ሓፂር ኣቆራርፃ ስልቲ ዝምቸዎም ደቂ ተባዕትዮ መብዛሕትኡ ግዜ ኣቆራርፃ ስልቲ ዝመርፁ እንትኮኑ እዚ ዝመርፅሉ ምክንያት ከዓ ሓደ ሰሓባይን መሳጣይን ስለ ዝኮነ ካልኣይ ድማ ሓፂር ስለ ዝኮነ ብካልእ ድማ ኣብ ሓፂር ግዜ ኣይዓብን፡፡

ካብ ጸሊም ዕንፀይቲ ዝተሰርሐ ክላሪኔት ምስ ብሩር ዝተለበጠ መፍትሕ ኣብ ጸሊም ድሕረ-ባይታ ንሰያፍ ገፅ ዝተቐመጠ ኮይኑ ውቁብ ዲዛይንን ዝተሓላለኸ መፍትሒ ስራሕን ዘጉልሕ እዩ ። እዚ ልዑል ጽሬት ዘለዎ መሳርሒ ሙዚቃ ድማ ብሃብታም ቃንኡን ስነጥበብን ዝፍለጥ እዩ።

ኣብ ገጠር ከባቢ ዝነብሩ ነበርቲ እኩል ትራንስፖርት ብዘይ ምህላዉ ምክንያት ካብ ቦታ ናብ ቦታ ክንቀሳቀሱ እንከለዉ ባህላዊ መጓዓዝያታት ከም ኣድጊ ጊመል ፈረስን ዝበሉ መጓዓዝያታት ይጥቀሙ ።

ከምቲ ኣብ ምስሊ እንምልከቶ ዘለና ብሓገዝ ቢሮ ጥዕና ትግራይ ንፍሪሚናጦስ መሐብሐቢ ማእከል ህፃናትን ሽማግለታት ዝተወሃበ ዝተፈላለዩ ጥዕናዊ ኣገልግሎት ዝህብ ኣምፕላንስ እንትኮን ከምዚኦም ዓይነት ውህብቶታት ኣብ ትግራይ ንዘሎ ናይ ጥዕና ፀገም ንምፍታሕ ክበራከቱ ይግባእ፡፡

ሰገን ኣብ ዓለም ዝዓበያ ኣዕዋፍ ኮይነን መበረሪ ዘየብለን ግዙፋት ፉጡራት እየን፡፡ እዘን ጉዙፋት ኣዕዋፋይ ቁመተን ትሻዓተ ጫማ ዝበፅሕን ክሳብ ኣርባዓን ሓሙሽተን ማይል ኣብ ሰዓትዝበፅሕ ፍጥነት ክጎያ ይክእላ፡፡ ፍሉይ መለለይአን ነዊሕ ክሳደንን ኣነእሽቲ ርእሰንን ክልተ ኣፃብዕቲ እግረንን ዘጠቃልል እዩ፡፡

እዚ ምስሊ ካብ ተኽሊ ካካዎ ዝስራሕ ቸኮሌት ይበሃል።

እዚይ ሓደ ኻፍቶም ኣብ ትግራይ ፍሉይ ቦታ ይሓ ዝርከቡ ቤተክርስትያን ኣባ ቅርሳ ዝተቀረፁ ሓያሎ ቅርስታት ኣብ ሻድሻይ ክፍለዘመን ዝተሃነፀን ዝተወቀረን እዩ።

ትካላት ጥዕና ብበዝሒ ኣብ ከተማታት ዝርከባ እካ እንተኮና ኣብ ገጠራት ግን ነቲ ከባቢ ማሕበረሰብ ግልጋሎት ዝህባ ውሕዳት እየን ። በዚ ምክንያት እቲ ህዝቢ ንዘይተደለየ ሕማምን ሞትን ይቃላዕ ኣሎ፡፡

ኣብዚ ስእሊ ካብ ነስተውዕሎም መሳርሒታት ሓደ ኣጀንዳ እንትህሉ እዚ ኣጀንዳ ዝተፈላለዩ ፅሑፋት ንምፅሓፍን ቁምነገራት ምትሓዝን ይጠቕመና። እቲ ካልኣይ ከኣ መቐመጢ ፎቶ ይህሉ እዚ ከኣ ዝተፈላለዩ ምስልታትን ተዘክሮታትናን ምቕማጥ ይጠቕመና።

እዚ ሓወልቲ እዚ ዝርከበሉ ቦታ ኣብ ከተማ ኣክሱም ከባቢ ዳዕሮ ፒያሳ እንዳተባሃለ ብተለምዶ ዝፅዋዕ ቦታ እንትከውን እዚ ሓወልቲ እዚ ዝተሰርሐሉ ምክንያት ድማ ከተማ ኣክሱም መበቆል እቲ ናይ ዜማ መሰረት ዝኮነ ቅዱስ ያሬድ ንምኳና ንምርኣይ እዩ፡፡

እዚ ብሕብርታት ኣራንሺ ቆፃልን ፃዕዳን ዝተሳእለ ቅርፂ ዝሓዘ ባንዴራ መለለይ ግልጋሎት ሓይሊ መብራህቲ እንትኮን እዚ ባንዴራ እዙይ ኣብ ዝተፈላለዩ ትካላት ሓይሊ ግልጋሎት መብራህቲ ከም መለለይ ይስቀል።

መብዛሕቲኡ ሚኢታዊ ማሕበረሰብ ትግራይ ብሕርሻ ዝመሓደር ህዝቢ እንትኸውን፣ እዞም ዘምረቶም ምህርትታት ሕርሻ አብከምዚኦም ዘአመሰሉ ዕዳጋታት ብምምጻእ ንዕዳጋ የቅርቦም ኣታዊኡ እውን ይረክብ።

እቲ ምስሊ ናይ ሓበሻ ቀምሽ ዝተበሃለ ባህላዊ ክዳን ኢትዮጵያ ወይካዓ ኣክስማውያን ዝለበሰት ጓል ኣንስትይቲ ዝተሓላለኸ ጥልፍን ውቅብ ዲዛይነን ዘርኢ እዩ:: እዚ ኣከዳድና እዚ ንባህላዊ ቅርስታት ኣክሱማውያን ዘንፀባርቕ ኮይኑ መብዛሕተኡ ግዜ ንፉሉይ ኣጋጣሚታትን ክብረ በዓላትን ይኽደን::

እዚ መሶብ ኣክስማዊት ጥበብ ዘሪእን ዝተፈላለዩ ዓይነታት ቅርፅታት ዝሓዘ ብመልክዕ ስፈ ዝተሰርሐ እንትከውን እዚ ብላዕሊ ከምእቲ እንሪኦ ከዓ ብፃዕዳ ታንቴል እዚእውን ልክዕ ብኢድ ዝተሰርሐ ጨርቂ ተሸፊኑ እንርእዮ ኣለና።

እዞም አብ ምስሊ እነስተውዕሎም ዘለና አብቲ ተከሊ ተንጠልጢሎም ዘለው አእማነ ብሃይማኖት እምነት ክርስትና ዝጥቀምሉ ዝነበሩ ደወላት እንትኾኑ እዚኦም እውን ንዝተፈላለዩ ስርዓታተ ፃዊዕት ንምቅራብ ይጥቀሙሉ ነይሮም።

ኣብ ዝተፈላለዩ መናሃርያታት መኽበሪቲ ሕጊ ኣለዉ። እዚኦም ካዓ ግልጋሎት ክረኽቡ ዝመፅኡ ተገልገልቲ ምንግልታዕ ንከይበፅሖም ይከታተሉ ታሪፍ ካዓ ብኣገባቡ ይቆፃፀሩ። ፀጥታ እቲ ከባቢ እውን ናይ ምሕላው ናይ ባዕሎም ግደ ኣለዎም።

እዚ ምስሊ ን ሪኣ ዘለና ተሽከርካሪት ንከቢድ ነገራት አንጠልጣላ ካብ ቦታ ናብ ቦታ ንምጉዕዓዝ ተገልግል መኪና እንትኾን አብ ስራሕቲ ህንፃ ንጥቀመላ ካብ ብዙሕ ድኻምን ምጥቃም ሓይሊ ሰብ ን ተድሕን።

ብተለምዶ ቱና እናበልና እንፅውዖ ብቆርቆሮ ተዓሺጉ ዝመፅእ ስጋ ዓሳ ኣብ ፋብሪካ ኣትዩ ዝተፈላለዩ ከይድታት ሓሊፉ ንምግብነት እንጥቀመሉ ዓይነት ምግቢ ዓሳ እዩ። ቱና ፅቡቅ ምንጪ ፕሮቲን ኦሜጋ ሰለስተን ስብሕን እዩ።

ኣርማ ኒው ጄነሬሽን ዩኒቨርሲቲ ኮሌጅ እንትኸውን እቲ ማእኸላይ ዲዛይን ኣብ ልዕሊኡ ሽግ ዝሓዘ ብፅሑፍ ትግርኛ ዝተኸበበ ኣብ ትሕቲኡ ድማ ናይ ምረቓ ቖቢዕ ዘለዎ ክፉት መጽሓፍ ዘርኢ እዩ ናይቲ ኣርማ ክቢ ፍሬም ኒው ጄነሬሽን ዩኒቨርሲቲ ኮሌጅ ዝብል ናይ እንግሊዘኛ ስም ናይቲ ትካል ዝሓዘ እዩ።

ኣብ ዝተፈላለዩ ቦታታት ትግራይ ከምዚኦም ዝኣመሰሉ ብዙሓት መለዋወጢ ኣቕሓን ሞባይላትን ካልኦት ናይ ኤሌክትሮኒክስ ኣቓሕታትን ዝሸጡ ኣናእሽተይ ትካላት ኣለው። እዞም ድንኳናት እዚኦም ከዓ ዋጋኦም እውን ተመጣጣኒ እዮም።

ኣብ 2008 ዝተመስረተ ባንኪ ዘመናዊ ኢትዮጵያ ብዘመናዊ ኣገልግሎት ባንኪ ዝፍለጥ ናይ ብሕታዊ ወይከዓ ናይ ግሊ ንግዳዊ ባንኪ እዩ፡፡ ምዕባለ ቴክኖሎጂ ዘጉልሕ ናይ ሞባይል ባንክን ዝተፈላለዩ ውልቃዊ ትካላውን ባንኪ ኣመራፅታትን ዘማልኡ ኣገልግሎት ውን ይህብ፡፡

ንሕና ናይ ማሕበረሰብ ኣባላት ብፍላይ ድማ መናእሰይ ደም ብምልጋስ ብምክንያት ዋሕዲ ደምን ልዕል ምፍሳስ ደምን ሂወተን ዝስእና ደቂ ኣንስትዮ ኣሕዋትናን እኖታትናን ክንቅንስን እጃምና ክንዋፃእን ይግባእ።

ስፖርት ዝላ ሓደ ኣትሌት ልዑል ወይ ሩሑቕ ናይ ምዝላል ዓቕሙ ዝፍትንን ዝተፈላለዩ ኣትለቲካዉ ውድድራት ዘጠቓልል እዩ፡፡ እዚኦም ድማ ልዑል ዝላን ስሉል ዝላን ሆል ቮልትን ዝበሉ ኮይኖም እዚኦም ኩሎም ኣብ ከም ኦሎምፒክ ዝኣመሰሉ ውድድራት መስመርን ሜዳን ይርከቡ፡፡

እዚ ባህላዊ ቐሚሽ መሰረቱ ኣብ ኣኽሱም ዝገበረ ውፅኢት ኢደ-ጥበብ ስራሕቲ ዝኾነ እንትኾን ብዘለዎ ሰሓባይን ምልክዑን ቅዲ ብዙሓት ይብህግዎን የዕድግዎን ዋጉኡ ከዓ ብኡ ልክዕ ዝወሰኸን ክባርን እዩ፡፡

ኣብ ገጠራት ትግራይ ዝርከብ ባህላዊ ናሕሲ ሳዕሪ ዘሎዎ ገዛ እንትኮን እቲ ገዛ ካብ ዝነቀፀ ሳዕሪ ዝተሰረሓ ክቢ ቅረፂ ኮን ዘለዎ ንሓሲ መንደቅ እምንን ጭቃን ኣለዎ። ኣብ ቅድሚት ኩምራ ኣካውሕ ፍርስራስ እንትረኣ ኣብ ድሕሪት ድማ ደረቅን ፅሩይ ኣትክልትን ምስ ውሕድ ኣግራብን ይረአ።

ኣናናስ ምቁር ጣዕሚ ዘለዎ ዓይነት ፍራ ምረ እንትትከውን ብቫይታሚን ሲን ከልኦት ንጥረ ነገራትን ዝተመለአ እዩ፡፡ ኣናናስ ብትኩሱ ወይ ኣብሲልካ ወይ ከዓ ፅሟቅ መልክዕ ክስተ ይክእል እዩ፡፡

እዚ መፅሓፍ ናይ ተምሃራይ መፅሓፍ 8ይ ክፍሊ ስነ ህይወት እንትኸኸዉን ኣብ ዉሽጡ ዓርሱ ዝከኣሉ ብዙሓት ምዕራፋት ኣለዉዎ። ብሓፈሻ ግን ስለ ሂወታውያንን ስርዓት ኣነባብርኦምን ዝገልፅ መፅሓፍ እዩ።

እዚ ምስሊ ጥንታዊ ናይ ህዝቢ ቤተ ንባብ እዩ።

ሓርማዝ እቲ ዝዓበየ ናይ መሬት መጥበዊ እንስሳ ዘገዳም ኮይኑ በላዕቲ ሳዕርን ብዝተሓላለኸ ማሕበራዊ ናብራን ዝፍለጥን በላሕትን ምኳኖም ይፍለጥ፡፡ ኣብ መላእ ኣፍሪካን ኤስያን ከዓ ዝተፈላለዩ መንበርታት ይርከቡ፡፡

ቅድሚ ብዙሕ ግዜ ዝወሰደ ምስሊ አብ ዝኾነ ህዝባዊ ዋዕላ ወይ ከዓ ህዝባዊ በዓል ኣዶታት እንትስዕስዓን እንትጻወታን የርኢ። ብድሕሪተን እውን ዝዕጅብወንን ዘጣቕዑለንን ሰባት እኒአው።

እቲ ውልቀ ሰብ ብቀረባ እዋን ዝተቆሮፆ ኣቆራርፃ ዓይነት ስልቲ ይመስል ምናልባት ትሑት ምድምሳስ ወይ ተመሳሳሊ ቅዲ እዩ እቲ ፅጉሪ ፀሊም ኮይኑ ብፅቡቅ ዝተሓለወ ንፁሁን መልክዕ ንክሕዝ ገይርዎ ኣሎ።

ተክልታት አብ ሂወትና ብዝሕ ዓይነታተ ጥቅምን እንተሃለዉ እኳ ካበቶም ዘለዎዎ ጥቅምታት መጋያየፅን መልክዕ ሓደ ከባቢ ንምሕላው ተጠቀስቲ እዩም፡፡ ከምዚኦም ዓይነት ተክልታተ ከዓ ደስ በሃላይን እቲ ከባቢ ሳሓባየን መሳጣይን ኮይኑ ንከረእ ይገብርዎ፡፡

ዋልያ አብ ገቦታት ሰሜን ጥራሕ ዝርከብ እንስሳ በረኻ እዪ ብፍላይ ደቂ ተባዕትዮ ንድሕሪት ዝተጠወየ ቀርኒ ዝፍለጡ ምልክት ፍሉይ እንስሳ ዘገዳም እዮም።

ደ/ር ደብረጽዮን :ኣባይ ወልዱ: ደ/ር ቴድሮስ ካልኦትን ይረኣዩ

ኣብ ከተማታት ትግራይ ዝሽክከሩ ካብ እንምልከቶም ተሽከርከርቲ ግልጋሎት ማይ ትህብ እንትከውን እዛ ተሽከካሪት እዚኣ ነቲ ማሕበረሰብ ግልጋሎት ማይ ሕፅረት ኣብ ዘጋጥምሉ ግዜ ነቲ ማሕበርሰብ ሕፅረት ማይ ንኸየጋጥሞ ነቲ ማሕበርሰብ ግልጋሎት ማይ እትህብ ተሽከርካሪት እያ።

ማይሹም ኣብ ከተማ ኣክሱም ዝርከብ ተፈጥሮ ዝለገሰትላ ማያዊ ኣካል እንትኮን እዚ ማያዊ ኣካል ዝተሓተ ጥልቀት ዘለዎን ሰፊሕን እንትከውን ነበርቲ እቲ ከተማ በዓል ጥምቀት ንምክባር ይጥቀምሉ፡፡

ኣብ ትግራይ ገና ኣብ ዕቤት ዝርከቡ ትካላት ኣብ ዘርፊ ፋሽን ፅባቀን ዝሰርሑ ተጠቀስቲ እዮም። እዚ ድማ ንዝተፈላለዩ መናእሰይ ስራሕ ዕድል ዝፈጥርን ኣብ እንጥቀመም ክዳውንቲ ፅሪዮቶ ዝሓለውን ቅዲ ኣሰራርሐኦም እውን ምስ ግዜ ዝከይድ ክክውን ይገብር።

ፉሉይ ፉል እንትኸውን ሰባት ንቁርሲ ይጥቀምሉ፣ ከም ጠስምን እንቋቅሖን ይውሰኽዎ።

ኣብ ዝኾነ ከባቢ ዝርከብ ስደተኛታት ወይ ከዓ ተመዛበልቲ ብግዝያዊነት ንመዕቋብ ዝሰርሕዎ መንበሪ ይመስል። ኣብ ቅድሚት ድማ ንፅላልን ንመልክዕ ዘገልግልን ተክሊ ይረአ።